ፖለቲካ እንብሎ ብዙሓት ፖለቲከኛታት ዘሳትፍ ናይ ፖለቲካዊ ዛዕባታት ዝሓዘን እዩ፡፡

ጥበብን ባህልን፦ ጥበብን ባህልን እንብሎ ናይ ሓደ ከባቢ ወይ ውን ስፍራ ካብ ቐደም ዝፀንሐ ዝተወረሱ ወይውን ዘምጽኦም ጥበባት እዮም፡፡

እዚ ኣብ ምስሊ እንሪኦ ዘለና ሓደ ካብቶም ደረፍቲ ኮይኑ ከይርሳዕ ከይድገም በሊ ዓደይ በሊ ብዝብል ዜሙኡን ደርፉን ዝፍለጥ ደራፊ መን ይባሃል?

እዚ እንሪኦ ዘለና ናይ ፀሎት ቦታ እንትኾን ዝተፈላለዩ ስእልታት ናይ መላእኽትን ዝሓዘ እዩ። ኣብዞም ስእልታት ፊትንፊት ዘለው ኣቦ እንታይ ዓይነት ክዳን ጌሮም?

ትምህርቲ እንብሎ ዝተፈላለየ ደረጃ ወይ ብርኪ ዘለዎ እንትኾን ሰባት ዝተፈላለየ ፍልጠት፣ ክእለትን ዘካዕብትሉ ዘርፊ እዩ።

እዚ ኣብ ምስሊ ንሪኦ ዘለና መፋለጢ መድሓኒት መደብር ኮይኑ ዝተፈላለዩ መድሓኒታት ዝሽየጠሉ ዝዕደገሉን ቦታ ኮይኑ ኣበየናይ ቦታ ይርከብ?

እዚ እንሪኦ ዘለና ተኽሊ ንመድሓኒትነት ዘገልግለናን ንዝተፈላለዩ መጋየፂ እውን ዝውዕልን ዓይነት ተኽሊ እዩ፡፡ እዚ ተኽሊ እዚ መን ኢልና ንፅውዖ?

ኣርክቴክቸርን ህንፃ ስራሕን እንብሎም መብዛሕትኡ ግዜ ህንፃ ክንሰርሕ እንተለና ካብ ነድፊ ጀሚሩ ክሳብ ገዛ መወዳእታ ዘለዎ ዝተፈላለዩ ንጥፈታት ዝሓዘ እዩ፡፡

እዛ እንሪኣ ዘለና ካፍተን ዓይነታት ኣዕዋፍ ሓንቲ ኮይና ኣብ ገዛ ከምኡ እውን ኣብ በረካ እትነብር እንትኮን እንታይ ዓይነት ሕብሪ ከ ኣለዋ?

ፀጉሪ፦ ፀጉሪ ዝተፈላለየ ዓይነታት ቅዲ ዘለዎ ኣቋንና ዝጥቀም እንትኾን ብተፈጥሮ ሒዝናዮ ንዉለድ ወይዉን ብሰብ ዝስራሕን እዮም።

ፀጉሪ እንብሎ ብተፈጥሮ ምሳና ዝውለድ ወይም ሒዝናዮ ንውለዶ እንትኾን ዝተፈላለዩ ንውሓታት ወይ እውን በዝሒ ፀጉርታት ኣለዎ፡፡

እዞም አብ ምስሊ ዝረእዩና ዘለዉ ሰባት እንታይ ዓይነት መስረታዊ ግልጋሎት ተጠቂሞም ?

መሰረታዊ ልምዓታት እንብሎም ንናይ ህዝቢ ኣገልግሎት ዝዉዕሉን ካብ ህዝቢ ተዋፂኦም ዝስርሑን ስራሕትታት እዮም::

ኣትክልትን ኣሕምልትን ፦ኣትክልትን ኣሕምልትን እንብሎም ንደቂ ሰባት ካብቶም ጠቀምቲ ዝበሃሉ ኮይኖም ከምኒ ስላጣ፣ ቆስጣ፣ ጥቅልል ጎመን ዝሓዙ እዮም።

እዛ እንሪኣ ዘለና ብጫ ሕብሪ ዘለዋ መኪና ናይ ኣየናይ ጋንታ ኩዕሶ እግሪ መኪና እያ?

እዚ አብ ምስሊ እንሪኦ ዘለና ካብ ዓበይቲ ወለድና ዘይፍለ ሃመማ፣ ጣንጡ ዝአመሰሉ ነፈርቲ ንምብራር እንጥቀመሉ ጭራ እናተብሃለ ዝፅዋዕ ካብ ምንታይ ይስራሕ?

መፃሕፍትን ጋዜጣን ሓደ ካብቶም ናይ ስነ ፅሑፋት ኣካል ኮይኖም መንበባይ ንኽዘናገዐሎም ኢሉ እዉን ቁም ነገር ሓዘል መልእኽቲ ንኽረክበሎምን ዝፀሓፉ ፅሑፋት...

እዚ እንሪኦ ዘለና ብእምኒ ዝተኸበበ ኣብ መብዛሕቲኡ ግዜ ኣብ ናይ ሕርሻን ግብርናን ዝስርሐሉ ቦታታት ዝርከብ ኮይኑ እንታይ ዓይነት ግልጋሎት ከ ይበና?

እዚ ኣብ ምስሊ እንሪኦ ዘለና ካብ ሽዱሽተ ወርሒ ንላዕሊ ንዝኾኑ ህፃዉንቲ ንምግብነት ኣገልግሎት ዝዉዕል ኮይኑ ኣብ ዕብይ ዕብይ ዝበሉ ዕዳጋታት ዝርከብ ካብ ምንታይ ይስራሕ?

መጋየፂ እንብሎም ሓደ ካብቶም መልክዕ መጉልህቲ ወይ መፀበቅቲ እትኮኑ ዝተፈላለየ ደረጃ ዘለዎምን ካብ ዝተፈላለዩ ዓይነታት ኣቅሑ ዝስርሑ እዮም፡፡

እዛ ኣብ ምስሊ እንርእያ ዘለና ሰበይቲ ገይራቶ ዘላ ናይ እዝኒ መጋየፂ ንቡዙሕ ግዜ እንጥቀመሉ መጋየፂ ኮይኑ ካብ ምንታይ ይስራሕ?

መፅሓፍትን ጋዜጣን መፅሓፍትን ጋዜጣን እንብሎም ዝተፈላለየ ኣፀሓሕፋ ቅዲ ዘለዎም እንትኮኑ እዋናዊ ኢሉ እዉን ሓቃዊ ዘገባታት ይዝግቡልና።

ዜና ኣውታር-ዜና ኣውታር እንብሎም ዝተፈላለዩ እዋናዊ ቅልጡፍን ትኽኽለኛ ዝኾነን መልእኽቲ ዝመሓላለፍሎም ኣውታራት እዮም፡፡

እዚ እንሪኦ ዘለና ቆቢዕ ዝገበረ ሰብአይ ሓደ ካብቶም ተፈለጥቲ መራሕቲታት እንትኾን ስሙ መን ይበሃል?

መጋየፂ እንብሎም መብዛሕቲኡ ግዜ ደቂ ኣንስትዮ ዝዝውተር እንትኾን፣ ካብ ዝተፈላለዩ ነገራት ዝስራሕን ፅባቐ ናይ ጓል ኣንስተይቲ ዘጉልህን እዩ::

እዚ ኣብ ምስሊ ዝረእየና ዘሎ መብዛሕትኡ ግዜ ዝተፈላለዩ ኣቁሕታት ናይ ኤሌክትሮኒክስ መሳርሕታት ከባብታት እንታይ እንዳተባሃለ ይፅዋዕ?

ስደት እንብሎ ካብ ሓደ ቦታ ናብ ካሊእ ቦታ ብስራሕ ምክንያት እንከዶ እንትኮን፣ ጉዕዞን ትሪዝምን እንብሎ ድማ ሓደ ነገር ንምጉብናይ ወይ እውን ኣእምሮና ንምሕዳስ እንገብሮ ጉዕዞ እዩ፡፡

እዚ ኣብ ምስሊ እንሪኦ ዘለና መገያየፂ ኣብ ክሳድ ዝእሰር ኮይኑ መብዛሕትኡ ግዜ ኣብየናይ ከባቢ ዝርከባ ደቂ ኣነስትዮ ይጥቀማሉ?

ዓበይቲ ሸቐጣ ሸቀጥ ኣቑሑ እንብሎም መብዛሕቲኡ ግዜ ኣብ ዓበይቲ ዓድታት ወይ እውን ከተማታት ዝርከቡ ኮይኖም ከም ዕሹጋት ምግብታትን ልሱልሳት መስተታትን ዝሓዙ እዮም።

ኣርክቴክቸርን ህንፃ ስራሕን ኣርክቴክቸርን ህንፃ ስራሕን ንሓደ ህንፃ ንምስራሕ ካብ ንድፊ ወይ ድዛይን ምውፃእ ጀሚሩ ክሳብ ዝውዳእ ዘለው ስራሕትታት እዮም፡፡

ዓበይቲ ሸቀጣሸቀጥ ኢሉ እውን ሱፐርማርኬት እንዳበልና እንፅወዖም ዝተፈላለዩ ናይ ምግቢ ንምግብነት፣ ንመስተ፣ ኢሉ እውን ንፅባቀ መሕለውቲ እንጥቀመሎም ኣቑሑ ዝሽየጠሉ ቦታ እዩ።

ተፈጥሮን ኣከባብን እንብሎ ናይ ሓደ ከባቢ ወይ እውን ቦታ ብተፈጥሮ ዝስርሑ ዝተፈላለዩ ሳዕርታት ኢሉ እውን ፅቡቅ ዝኮነ አቀማምጣ ከውሒታትን ጎቦታትን ዘለዎም እዮም።

እዞም አብ ምስሊ እንሪኦም ዘለና ናይ ሙዚቃ መሳርሕታት መብዛሕትኡ ግዘ ደረፍቲ ክደርፉ እንከለው ከም ዓጀብትን መድመቅትን ኮይኖም ዘገልግሉና ኮይኖም አበየናይ ናይ ዕዳጋ ቦታ ንረክቦም ?

ኣርክቴክቸርን ህንፃ ስራሕን ፦ ኣርክቴክቸርን ህንፃ ስራሕን እንብሎ ዝተፈላለዩ ቅዲታት ወይም ዲዛይናት ገይሩ ዝተፈላለዩ ህንፃታት ካብ መጀመርያ ጀሚሩ ክሳዕ ዝውዳእ ዝሰርሕ እዩ፡፡

ጉዕዞን ቱሪዝምን ስደትን እንብሎም ካብ ሓደ ቦታ ናብ ካሊእ ቦታ ምካድ ወይ እውን ዝኮነ ነገር ምርኣይን ምጉብናይን ማለት እዩ፡፡

ምግብታት እንብሎም ንደቂ ሰባት ሓይሊ ኢሉ እውን ጉልበት ዝህቡ ኮይኖም ካብ ዝተፈላለዩ ጥራምረታት ወይ እውን ኣእካል ዝተሰርሑ እዮም፡፡

እዚ እንሪኦ ዘለና ብፃዕዳ ሕብሪ ዝተፃሓፈ ስራሕቲ ፀጉሪ እውን ሓለዋ ቁንጅና ኣወዳት ዝኮነ በዓል ዋና መን እዩ?

ሙዚቃ እንብሎ ብዝተፈላለየ ዓይነታት ቋንቋ ዝድረፍ ወይ ዉን ዝዝየም እንትኾን ሓንጎል ወይ እውን አእምሮ ናይ ደቂ ሰባት ካብ ዘዘናግዑ ሓደ እዩ።

ጉዕዞን ቱሪዝምን ስደትን ጉዕዞ እንብሎ ካብ ሓደ ቦታ ናብ ካሊእ ቦታ ምንቅስቃስ እንትኾን፣ ቱሪዝም ማለት መስሕብ ዝኾነ ነገር እዩ፡፡

ዜና ኣውታር እንብሎም ትኽክለኛ እዋናውያንን ዝኾኑ ክልላዊ ሃገራዊ ኢሉ ውን ኣህጉራዊ መልእኽትታት እንረኽበሎም መርበባት እዮም፡፡

እዚ ኣብ ምስሊ እንሪኦ ዘለና መፋለጢ ፋብሪካ ዓለባ ኣልመዳ ኮይኑ ቡዙሓት ናይ ኣልመዳ ውፅኢታት ዝኾኑ ቲሸርትታት ፣ኣንሶላ ዝምረቶ ኮይኑ ኣበይናይ ከባቢ ይርከብ?

እዚ እንሪኦ ዘለና ሕብረተሰብና ማዓልታዊ ናይ ንግዲ ልውውጥ ዝገብረሉ ቦታ ኮይኑ ኣብዚ ቦታ እንታይ ዓይነት እክሊ ወይ ኣቑሑ ይሽየጡ?

ሕጊ ኣኽበርቲ እንብሎም ሕጊ ናይ ሓደ ከባቢ ኢሉውን ናይ ሃገር ዝሕልዉ ሰላምን ፀጥታን ንክህሉ ዝገብሩን ኣካላት እዮም፡፡

ናይ ገዛን ቢሮን ኣቑሑት፦ ናይ ገዛን ቢሮን አቁሑት እንብሎም ኣብ ቢሮ ኢሉ እውን ኣብ ገዛ እንጥቀመሎም አቁሑት ኮይኖም ካብ ዝተፈላለዩ ውፅኢት ዕንፀይቲ ኢሉ እውን ካልኦት መሳርሕታት ዝስርሑ እዮም።

እዚ ናይ ህንፃ ስራሕቲታት ዝስረሓሉ ዘሎ ቦታ እዩ፡፡ ኣብዚ ናይ ህንፃ ስራሕቲታት ዝተፈላለዩ ኣቑሕታት ኣለዉ፡፡ ነዚ ህንፃ ንምስራሕ ተዋፊሮም ዘለዉ ሰባት ከ ክንደይ እዮም?

ገዛ ወይ ድማ መንበሪ እንዳበልና እንፅዎዖ ሰባት ከም መፅለሊ፣ መዕረፍን ፣መደቀስን ዝጥቀምሉ ቦታ እዩ።

እዚ እንሪኦ ዘለና ዝተፈላለየ ቅርፃ ቅርፂ ዘለዎ ሓወልትታት ከምኡ እውን ናይ ኣንበሳ ዝተቀረፁ ቅርፃቅርፂ ዘለዎ ናይ መዘናጊዒ ቦታ እንትኮን አበየናይ ቦታ ከ ይርከብ?

መሰረታዊ ልምዓት እንብሎ መንግስቲ ካብ ናይ ህዝቢ ዝተዋፅአ ገንዘብ ገይሩ ንህዝቢ ኣድለይቲ እዮም ኢሉ ዝሓሰቦም ኣገልግሎታት ዝወሃብሉ ሜላ እዩ፡፡

ተፈጥሮኣውን ኣከባብን እንብሎ ዝተፈላለዩ ናይ ተፈጥሮ ፀጋታት ዝተላበሰ ሓምለዋይ ኢሉ እውን ንዓይኒ ዝማርኽ ገፅታን ዘለዎ እዩ፡፡

ባህላዊ ሕክምና እንብሎ ሕብረተሰብና ብተለምዶ ባዕሉ ዘዘጋጀዎ ንዝተፈላለዩ ሕማማት ዝፍውስ መድሓኒት እዩ።

እዚ ኣብ ምስሊ እንሪኦ ዘለና ምህርትታት ሕርሻ ዝኮኑን ዝተፈላለዩ ውፅኢታት ሕርሻ ዘርኢ ምስሊ ኮይኑ ኣበየናይ ከባቢ ይርከብ?

ናይ ገዛ ኣቁሑ እንብሎም ኣብ ገዛ ንዝተፈላለዩ ግልጋሎታት ዝውዕሉ ኣቁሑ እንትኾኑ ካብ ዝተፈላለየ መሳርሒ ዝተሰርሑ እዮም፡፡

ፅሕፈት መሳርሕታት ኣብ ዝተፋላለዩ ቤት ፅሕፈታት ዓበይቲ ቢሮታትን ከምኡ እዉን ንተማሃሮ ከም መፅሕፊ ናዉቲታ እኒገዘኦሎሞ እኒገዞኦ ኣቁሕታት እዮሞ፡፡

ተፈጥሮን ኣከባብን እንብሎ ተፈጥራዊ ዝኾነ ንዓይኒ ዝስሕብ ኣቀማምጣ ዘለዎ ዝተፈላለዩ ጎቦታት፣ ከውሒታት ኢሉ ውን ኣፃድፍ ዝሓዘን እዩ፡፡

እዛ ሽርጥ ገይራ እትጥሕን ዘላ ሰበይቲ እንታይ ዓይነት ናይ ፀጉሪ ኣሰራርሓ ተሰሪሓ?

እዞም ኣብ ምስሊ እንሪኦም ዘለና ክልተ ሰባት ዝተከደንዎ ውፅኢት ኢደ ጥበብ ዝኮኑ ክዳውንቲ ንመርዓ ንዓበይቲ በዓላት ከም መድመቅቲ እንክደኖም ክዳውንቲ ካብ ምንታይ ዝተሰርሑ እዮም?

ቤት ምግብን መስተን፦ ቤት ምግብን መስተን እንብሎም ዝተፈላለየ ደረጃን ኣቀራርባ ሜላን ዘለዎም ናይ ምግብን ናይ መስተን ግልጋሎት ዝወሃበሎምን ቦታታት እዮም።

ኣትክልትን ኣሕምልትን እንብሎም ዝተፈላለየ ጥዕናዊ ትሕዝቶ ዘለዎም እንትኮኑ ዉፅኢት ሕርሻን ግብርናን እዮም ፡፡

መዝናነይ ቦታ እንብሎም መብዛሕትኡ ግዜ ብሓምለዋይ ቆፅሊ ዝተሸፈኑ ወይ እውን ንዓይኒ ዝማርኹን ፉሉያት ቦታታት እዮም፡፡

ገዛን መንበሪን እንብሎ ደቂ ሰባት ከም መዕረፊ መፅለሊ ኢሉ እውን ንዝተፈላለዩ ንጥፈታት ከም መስርሒ ዝጥቀምሎም ቦታታት እዮም።

ምግብታት እንብሎም ሓደ ካብቶም ንደቂ ሰባት ጠቀምትን ወሰንትን ዝባሃሉ ሓደ ኮይኑ ካብ ዝተፈላለዩ ኣትክልትን ኣዝርእትን ዝዘጋጆ እዩ።

ባህላዊ መድሓኒት እንብሎ ብተለምዶ ካብ ዝተፈላለዩ ቆፅልታትን እፅዋታትን ዝዳሎ ብዙሓት ሕማማት ዝፍውስ መድሓኒት እዩ፡፡

ተፈለጥቲ ሰባት እንብሎም ብቡዙሓት ሰባት ክብሪ ኢሉ እዉን ናእዳ ዝረከቡ ኣብ ስርሖም ዝበለፀ ሚና ዝጫወቱን ሰባት እዮም።

ጉዕዞን ቱሪዝምን ስደትን ካብ ሓደ ቦታ ናብ ሃደ ቦታ ስራሕ ንምርካብ ወይ እውን ሓደ ነገር ንምርኣይን ንምዝንጋዕን እንገብሮም ምቅስቃሳት እዮም።

እዞም አብ ምስሊ እንሪኦም ዘለና ሰለስተ ናይ ሓደ ስድራ ቤት አባላት ዝኾኑ እንትኾኑ፤ አብ ዝተፈላለየ ናይ ስራሕ ቦታ ውዒሎም ገዝኦም እንትምለሱ እንትኾን፤ አበየናይ ከባቢ ኸ ይርከቡ፡፡

ትሪዝምን ጉዕዞን ትሪዝምን ስደትን እንብሎ ካብ ሓደ ቦታ ናብ ሓደ ቦታ ብስራሕ ወይ እውን ዝኾነ ነገር ንምጉብናይ ምንቕስቓስ እዩ፡፡

ንዞም ኣብ ምስሊ ንርእዮም ዘለና ዝተፈላለየ ኅብሪ ዘለዎም ኣብ ዓበይቲ ሸቓጣ ሸቐጥ ዘርከቡ እንተኾኑ ከክንደይ ሂብናኸ ንዕድጉ?

ጥበብን ባህልን እንብሎ ናይ ሓደ ማሕበረሰብ ኢሉ እውን ከባቢ ካብ ቀደም ዝፀንሐ ወይ ዝተወራረሰ ልምድን ጥበብን ውሕልልናን እዩ።

እዘን ኣብ ምስሊ እንሪአን ዘለና ክልተ ዝተፈላለያ ዓይነት ተሽከርከርቲ ባጃጅን ሳይክልን እናተባሃላ ዝፅዋዓ ኮይነን እንታይ ዓይነት ግልጋሎት ይህባና?

ፋሽን እንብሎ ሰብ ሞያታት ወይም ዲዛይነራት ንቲ ግዜ ዝምጥን ዝተፈላለዩ ሓደሽቲ ነገራት ብምውሳኽ ዝሰርሕዎም ስራሕቲታት እዮም።

እዚ ንሪኦ ዘለና ናይ ዕዳጋ ቦታ እንትኾን ዝተፈላለየ ሰባት መፂኦም ዝገዝእሉን ዝሸጥሉን ቦታ እዩ። ካብዞም ዝርኣዩና ዘለዉ እኽልታት ኣየንኦም ትፈልጡ?

እዚ ኣብ ዝተፋላለየ ከባቢታት ትግራይ ዝርክብ ጫዓ እናተባሃለ ዝፅዋዓ ዓይነት እፅዋት ኮይኑ ንምንታይ ኣገልግሎት ይዉዕል?

መጋየፅን መመላኸዕትን እንብሎም መብዛሕቲኡ ጊዜ ደቂ ኣንስትዮ ዝጥቀማሉ ኮይነን መልክዐን ንምሕላውን ፅባቐአን ንምውፃእን ይጥቀማሉ፡፡

ኣርክቴክቸርን ህንፃ መሳርሕን እንብሎ ሓደ ህንፃ ወይውን ገዛ ካብ ንድፊ ምውፃእ ጀሚሩ ክሳብ እቲ ህንፃ ዝውዳእ ዘለው ዝተፈላለዩ ስራሕትታት እዮም።

ፖለቲካ እንብሎ ፖለቲከኛታት ብዛዕባ ማሕበራዊ፣ ሃገራዊ ኢሉ እውን ክልላዊ ዝተፈላለዩ ናይ ፖሊቲካ ዘገባታት ዘውፅእሉ ዘርፊ እዩ።

ሕጊ ኣኽበርቲ ሕጊ ኣኽበርቲ እንብሎም ናይ ሓንቲ ሃገር ወይ እውን ከባቢ ሕጊ ንኽኽበር ዝሰርሑ ኣካላት እዮም።

ንግድን ምትዕድዳግን እንብሎ ዝተፈላለዩ ምህርትታት ወይ እውን ኣቑሑታት ሸያጣይ ንዕዳጋ ዘቕርበሉን ገዛኢ ዝገዝኣሉን ከይዲ እዩ።

መስተታት እንብሎም ዝተፈላለዩ ትሕዝቶ ዘለዎም ከም አልኮላዊ ወይ ዉን ልስሉሳት እናተብሃሉ ዝፍለጡ እንትኾኑ ከም መዘናግዕትን ትሕዝቶ ወሃብትን ኮይኖም የገልግሉ ።

እዚ ኣብ ምስሊ ንሪኦ ዘለና ደቂ ኣንስትዮ ከም መመላኽዒ ዝጥቀማሉ ቁኖ እናተባህለ ዝፅዋዕ ኮይኑ እንታይ ዓይነት ቁኖ ይባሃል?

ናይ ገዛን ቢሮን ኣቑሑ እንብሎም ኣብ ገዛ ኢሉ እውን ኣብ ቤት ፅሕፈታት እንጥቀመሎም ኣቑሑ እንትኾኑ ካብ ዝተፈላለዩ መሳርሕታት ዝተሰርሑ እዮም።

እዚ ኣብ ምስሊ እንሪኦ ዘለና ቦታ ናይ ዕዳጋ ቦታ ኾይኑ ዓማዊል ዝተፈላለዩ ኣቑሑታትን ናይ ብልዒ ዘድልዮዎም ነገራትን ዝገዝእሉ ቦታ እዩ፡፡ ኣበየናይ ከባቢ ኸ ይርከብ?

ናይ ገዛን በረኻን እንስሳት እንብሎም ናይ ገዛ እንተኾይኖም ምስ ሰባት ተላሚዶም ዝነብሩ እንስሳታት እንተኾይኑ ናይ በረኻ እንስሳ ንብሎም ድማ ኣብ በረኻ ዝርከቡን ናብ ሰብ ብዙሕ ዘይቐርቡን እዮም።

እዚ ኣብ ምስሊ እንርእዮ ዘለና ኣቅሓ ንመመላክዕን ከም ምግቢ መትሓዝን እንጥቀመሉ ኮይኑ ካብ ምንታይ ዝተሰርሐ እዩ?

እዚ ኣብ ምስሊ እንሪኦ ዘለና መፋለጢ ኣብ አክሱም ከተማ ዝርከብ ዝተፈላለዩ ናይ ጥዕና ባዓል ሞያታት ዘምህር ኮሌጅ ኮይኑ ሽሙ መን ይበሃል?

ፋሽን እንብሎ ጊዜ ዝጠልቦ ሓደሽቲ ቅድታትን ፅባቐታትን ዝሓዘ ክዳውንትታት ወይ እውን ጫማታት ዝሓዘ እዩ፡፡

ገዛ ወይ እውን መንበሪ እናበልና እንፅውዖም ደቂሰባት ከም መዕረፊ ወይ እውን መፅለሊ ዘገልግሉና ኮይኖም ካብ ዝተፈላለዩ ናውትታት ዝተሰርሑ እዮም፡፡

ኣትኽልትን ኣሕምልትን እንብሎም ውፅኢት ሕርሻን ግብርናን ኮይኖም ዝተፈላለዩ ትሕዝቶታት ዝህቡናን ንህይወትና ጠቐምቲ ዝኾኑን እዮም፡፡

ኤሌክትሮኒክስ እንብሎም ዝተፈላለየ ናይ ኤሌክትሪክ ናውቲ ዝሽየጠሎምን ንናይ ኤሌክትሪክ መፀገኒ ኢሉ ውን መዘርግሒ ዝጠቕሙና ኣቑሑት ኣቑሑታት እዮም፡፡

ሕርሻን ግብርናን እንብሎም ሓደ ካብቶም ኣብ ሃገርና ብትኩረት ኢሉዉን ብበዝሒ ካብ ዝስርሕሎም ዘርፍታት ኮይኑ ናይ ህዝቢ ውሕስነት ምግቢ የረጋግፅ፡፡

መሰረታዊ ግልጋሎታት መሰረታዊ ግልጋሎታት እንብሎም ንህዝቢ ተባሂሎም ዝወሃቡ ግልጋሎታት ኮይኖም ከም ናይ ማይ መስተ፣ ኤሌክትሪክ ሃይሊ ዝመሳሰሉ እዮም።

ሕርሻን ግብርናን እንብሎም ሓደ ካብቶም ናይ ልምዓታትን መስኖ ስራሕቲታት ዝስረሐሎም ኮይኖም ዝተፈላለዩ ዓይነታት ምህርቲ ይህቡና።

ፖለቲካ እንብሎ ዝተፈላለየ ናይ ፖለቲካ ተንተንቲ ወይ እዉን ሙሁራት ዝሓዘ እንትኾን ብዛዕባ ዝተፈላለየ ናይ ፖለቲካ ዛዕባታት ዝዛረብ ዘርፊ እዩ።

ናይ ገዛ ኣቑሑ እንብሎም ኣብ ገዛ ዝርከቡ ከም እኒ ዓራት፣ ጣውላ፣ ወንበር ዝኣምሰሉ ዝተፈላለየ ግልጋሎት ዝህቡ ኣቑሑ እዮም፡፡

መሳርሒ እንብሎም ንዝተፈላለዩ ስራሕትታት ንምስራሕ ዝጠቕሙና እንትኾኑ ንህንፃ፣ ንጥዕና፣ ንዝተፈላለዩ ዘርፍታት ግልጋሎት ወሃብቲ እዮም፡፡

ሕብረተሰብን ስድራን፦ ሕብረተሰብን ስድራን እንብሎ ካብ ዝተፈላለዩ ሰባት ኣብ ሓደ ከባቢ ኢሉ እውን ቦታ ዝነብሩን ፀገሞም ችግሮም ብሓደ ኮይኖም መፍትሒ ዘምፅኡን ሰባት እዮም።

ማሽናት እንብሎም ግዜና ኢሉ እውን ጉልበትና ዝቁጥቡልና ኣብ ዝተፈላለዩ ዘርፍታት ስራሕ እንጥቀመሎም መሳርሕታት እዮም ።

እዞም ኣብ ምስሊ እንሪኦም ዘለና ዝተፈላለየ ስፖርታዊ ምርኢት ዘርእዩ ዘለው እንትኮኾኑ ኣበየና ቦታ ኸ እዚ ምርኢት እዚ ኣርእዮም ?

ጫማ እንብሎ ኣብ እግሪ ሰባት ዝመልስዎ እንትኮን ካብ ዕሾኽ፣ ፀፀር ኢሉ ውን ካብ ዝተፈላለዩ ካልኦት ባዕዳውያን ነገራት ዝከላኸለልና እዩ ።

አትክልትን አሕምልትን ነብሎም ንሰባት ብጣዕሚ ኣገደስትን ጠቀምትን ካብ ዝኮኑ ሓደ ኮይኑ ካብ ናይ ሕርሻ ዉፅኢታት ዝርከቡ እዮም ።

ንግድን ምትዕድዳግን እንብሎ ዝተፈላለዩ ናውቲ ከምኡ እውን ዝተፈላለዩ ምህርትታት ዝሽየጡሉን ወይ ዝግዝኡሉን ከይዲ እዩ።

ናይ ገዛ እንስሳ እንብሎም አብ ገዛ ዝነብሩን ምስ ሰብ ዝተላመዱን እንስሳ እንትኮኑ ናይ በረኻ እንስሳ እንብሎም ድማ ኣብ በረኻ ዝነብሩን ምስ ሰብ ዘይተላመዱን እንስሳት ዮም ።

ዓበይቲ ሸቀጣ ሸቀጣት ወይ ሱፐርማርኬት ድማ ኣቅሑ ኢልና እንፅውዖም ንምግብነት ንመስተን ዝተፈላለየን ካልኦት ግልጋሎት ዝህቡና ዓይነት ኣቅሑ እዮም፡፡

ናይ ዜና ኣውታራት እንብሎም እዋናውን ግዝያውን ቅልጡፍ ዝኾነ ሓበሬታን ናብ ህዝቢ ዘብፅሑ ኣውታራት እዮም፡፡

ማሕበራዊ ሚድያታት ዝበሃሉ ብዓለም ደረጃ ዝዝርግሑ ዝተፈላለዩ መልእኽትታት ንረኽበሎምን ንቀያየረሎምን ሚድያታት እዮም፡፡

ኣሕምልትን ኣትክልትን እንብሎም ሓደ ካፍቶም ጠቀምቲ ንጥዕናዊ ጥቅምታት ዝህቡ እንትኾኑ ካብ ናይ ሕርሻ ውፅኢታት ዝመፁ እዮም።

ሕርሻን ግብርናን እንብሎ ሓረስታይና በቢዓመቱ ኢሉ እውን ቅድሚ ዓመት ዝተፈላለዩ ምህርትታትን ኣትክልትታትን ዘፍርየሉ ዘርፊ እዩ።

እስፖርት ሓደ ካብቶም ኣካለዊ ምንቅስቃሳት ኮይኑ ንጥዕና ደቂ ሰባት ጠቃሚን ንዝተፈላለዩ ሕማማት ዝከላኸለልናን እዩ፡፡

መፋለጢ እንብሎ ናይ ዝተፈላለዩ ምህርትታት ኢሉ ውን ግልጋሎታት ሸቀጥቲ ንኽሽየጠሎም ዝገብርዎ መስርሕ እዩ፡፡

እዞም እንሪኦም ዘለና ሰባት ሕጊ መኽበርቲ እንትኾኑ እቲ ሓደ ኣብ ክሳዱ ገይሩዎ ዘሎ እንታይ እዩ?

ናይ ገዛ እንስሳ እንብሎም አብ ገዛ ዝነብሩ እንስሳት ኮይኖም ከምእኒ ላሕሚ፣ ከልቢ እንትኮኑ ናይ በረካ እንስሳ እንብሎም ድማ ከምእኒ አንበሳ፣ ነብሪ ዝሓዙ እዮም።

ተፈለጥቲ ሰባት እንብሎም ኣብ ዝተሳተፍሉ ወይ እዉን ኣብ ዝርከብሉ ዘርፊ ስራሕ ዝለዓለ ሚና ወይ መሪሕነት ዝጫወቱ ሰባት እዮም ።

መጋየፂ ዝተፈላለዩ መጋየፅታት ኣብ ዝተፈላለየ እዋንን ወቕትን እንጥቀመሎም እንትኾኑ ከም መልክዕ መጉላህቲ ወይ እውን መፀባበቕቲ ኣገልግሎት ይህቡና፡፡

ፖለትካ ሓደ ካብቶም ፖለትካዊ ዝኾኑ ጉዳይት ዝትንተነሉ ፣ ዝዝረብሉ ሐደ ኣካል ኮይኑ ፖለቲከኛታት ዝተፋላለዩ ሓሳባት ዘቅረቡሉን ዘርፊ እዩ፡፡

ሕብረተሰብን ስድራን፥-ሕብረተሰብን ስድራን እንብሎም ኣብ ሓደ ከባቢ ወይ እውን ስፍራ ዝነብሩ ሓደ ዓይነት ባህልን ትውፊትን ዘለዎም ማሕበረሰብ እዮም፡፡

ሕብረተሰብን ስድራን እንብሎም ኣብ ሓደ ከባቢ ዝርከቡ ተሓጓሶምን ሓዘኖምን ብሓደ ዘኽብሩን ሰባት እዮም፡፡

እዞም ኣብ ምስሊ ዝርኣዩና ዘለው ዝተፈላለዩ መሳርሕታት ከም መጎዓዓዚ መዘናግዕን ግዜ ምሕለፍን እንጥቀመሎም መሳርሕታት ኮይኖም መነ መን ንብሎም?

ማሽናት ኣብ ዝተፈላለየ መሳርሒ ኣብ ዝተፈላለየ ትካላት ከም መቀላጠፍቲ ንጥቀመሎም መሳርሒታት ኮይኖም ኣብ ሕርሻ፣ ኣብ ሕክምና፣ ከምኡ ዉን ኣብ ንግዲ ዝተፈላለየ ስራሕቲታት ይሕግዙ፡፡

እዛ ንሪኣ ዘለና ጓል ኣንስተይቲ ሓደ ካብቶም ባህላዊ መጋየፂታት ዝበሃል ጡሽ እያ እናኣተወት ትርከብ። ሓደ ካብቶም ንጡሽ ዘድልዩና ነገራት ከ መን እዩ?

መፋለጢ እንብሎ ዝተፋላለዩ ሸየጥቲ ወይም ነጋዶ ምህርቶምን ግልጋሎቶምን ዓማዊሎምን ንከፈጡሎምን ከጥቀምሎምን ዝገበርዎ ወይም ዝጥቀምሎምን ሜላ እዩ፡፡

እዚ ንሪኦ ዘለና ኣብ ወሰን ፅርግያ ዝርከብ መፋለጢ ዝተለጠፎ ቤት መስተን ቤት ብልዕን እዩ። ኣብዚ መፋለጢ ዝተለጠፎ ገዛ እንታይ ዓይነት ምግብን መስተን ይቀርብ ?

መስተታት እንብሎም ዝተፈላለየ ኣልኮላዊ ወይ እውን ልስሉሳት መሰታት ዝበሃሉ እንትኮኑ ሓደ ካብቶም ባህላዊ ኣልኮላዊ መስተታት ዝበሃል ስዋ እዩ።

እዚ ኣብ ምስሊ ንሪኦ ዘለና ብእምነቱ ዝፍለጥ እንስሳ ኣብ ገዛን ኣብ በረኻን ዝርከብ መን ይበሃል?

እዚ እኒርኣ ዘለና ታርካውን ፍለይ ዝበለ መልከኣ ምድርን ዘለዎን ኣኻውሕን ጎቦታት ዝበዝሑን ቦታ እነትከውን ኣብልዕሊኡ ታሃኒፁ ዘሎ ህንፃ እንታይ እዩ?

ናይ ገዛን ቢሮን ኣቁሑ እንብሎም ካብ ዕንፀይቲ ኢሉ እውን ካልኦት ዝተፈላለዩ መሳርሒታት ዝስርሑ ኣብ ገዛን ኣብ ቢሮን ዝጠቅሙና ኣቁሑ እዮም፡፡

ሕብረተሰብ ስድራን እንብሎ ካብ ዝተፈላለዩ ቦታታት ዝመፀ ወይ እውን ኣብ ሓደ ውሱን ቦታ ዝርከብ ተመሳሳሊ ኢሉውን ሓደ ዓይነት ልምዲ፣ ባህሊ ዘለዎም እዮም፡፡

እዞም ኣብ ምስሊ እንሪኦም ዘለና ዝተፈላለዩ ናይ ገዛ ኣቑሑት ዝተፈላለየ ግልጋሎት ዝህቡና እንትኾኑ ኣበየናይ ዕዳጋ ንዕድጎም?

ኤሌክትሮኒክስ እንብሎም ዝተፈላለዩ ናይ ኤሌክትሪክ ኣቁሑት እንረኽቦሎምን እንዕድገሎም ቦታት እንትኾኑ ናይ ፅገና ኣገልግሎት እውን ዝህቡ እዮም።

መሰረታዊ ግልጋሎት እንብሎም ካብ ናይ ህዝቢ ዝተዋፀኣ ግብሪ ወይ እውን መዋጫ ዝስርሑ ኮይኖም ከም ጥዕና ጣብያ ፣ፅርግያ ዝኣመሰሉ እዮም።

ፋሽን እንብሎ ግዜ ዝጠልቦም ዝተፈላለዩ ናይ ክዳን ኢሉውን፣ ናይ ጫማ ሓደሽቲ ቅድታት ወይም ዲዛይናት ዝሓዙ እዮም፡፡

ጥበብን ባህልን እንብሎ ካብ ግዜ ናብ ግዜ እናተወራረሱ ዝኸዱን ካብ ቀደም ዝፀንሑን እንትኾኑ ናይ ሓደ ከባቢ ትውፊታት ወይም ጥበባት እዮም፡፡

እዚ ኣብ ምስሊ እንሪኦ ዘለና ዝተፈላለዩ ቅርስታትን ናይ ሕሉፍ ዘበናት ዝነበሩ ነገሥታት መቓብራትን ኮይኖም ኣበየናይ ቦታ ይርከቡ?

እዚ ኣብ ምስሊ እንሪኦ ዘለና ሃይማኖታዊ ቦታ ኮይኑ ክርስትና ሃይማኖት ተኸተልቲ ዝኾኑ ፀሎቶምን ምስጋንኦምን ዘብፅሕሉ ቦታ እንታይ ተባሂሉ ይፅዋዕ?

እዞም ንሪኦም ዘለና ናይ ቅብኣትነት ትሕዝቶ ዘለዎም ካብቶም መጋየፅን መመላካዕትን እንብሎም ኮይኖም መነ መን ከ ይበሃሉ ?

እዚ አብ ምስሊ እንሪኦ ዘለና ሃፀይ ዮውሃንስ ዮውሃንስ ራብዓይ ኤርፖት ሓደ ካብቶም መሰረተ ልምዓታት ኮይኑ አበየናይ ቦታ ይርከብ?

እዚ ኣብ ምስሊ እንርእዮ ዘለና መንሰይ ሓደ ካብቶም ሕጊ ንምኽባር ኢሎም ንበረኻ ካብ ዝወፁ ሰባት እንትኾን እንታይ ዓይነት ክዳን ከ መሊሱ ኣሎ?

እዚ ኣብ ምስሊ ንሪኦ ዘለና ንዕዳጋነት ዝቀረበ መብዛሕትኡ ግዘ ከም ቅመም ዘገልግለና ዓይነት ተኽሊ እንታይ ይበሃል ?

እዚ ኣብ ምስሊ ንርኦ ዘለና መስርሒ መብዛሕትኡ ግዚ መማሃራን ኣብ ፃዕዳ ሰልዳ መምህሪ ንዝተፃሓፈ ፅሑፍ ንምጥፍ ዝጥቀምሉ ዓይነት መሳርሕ ኮይኑ እንታይ ተበሂሉ ይፅዋዒ?

እዞም እንሪኦም ዘለና ካብ ቆርቆሮ ዝተሰርሑ ንዓማዊል ዝተፈላለየ ግልጋሎት ዝህቡን ናይ ስራሕ ቦታታት እዮም። ካብዞም ዝህብዎም ግልጋሎት ከ እንታይን እንታይን እዩ?

እዚ ንሪኦ ዘለና ቦታ ናይ ዕዳጋ ቦታ ኮይኑ ዝተፈላለዩ ናይ ገዛ አቁሕትን ናውቲ ሓፂነ መፂንን ዝሽየጠሉ ቦታ እዩ፡፡ እዚ ቦታ እዚ አበይ ይርከብ?

እዚ ኣብ ምስሊ እንሪኦ ዘለና ኣቅሓ ናይ ገዛን ናይ ቢሮን ኣቅሓ ተባሂሉ ካብ ዝምደብ ኮይኑ፤ ንመፅሐፍን ኣቅሓ ከም መቀመጥን ኣግልግሎት ዝህበና እንታይ ኢልና ንስይሞ።

እዛ እንሪኣ ዘለና መንእሰይ ኣብ ክሳዳ ጌራቶ ዘላ መጋየፂ ወይ መመላክዒ ወርቃማ ሕብሪ ዘለዎ እንትኾን ካብ ምንታይ ዝተሰርሐ እዩ ?

አዚ ኣብ ምስሊ ንሪኦ ዘለና ባህላዊ መስተ ካብ ማዓር ዝስራሕ ኾይኑ መብዛሕቲኡ ጊዜ ኣብ ከባብታት ዓዲግራት ዝዝውተር መስተ እንታይ ተባሂሉ ይፅዋዕ?

ኣብ መእተዊ በሪ ዝርከቡ ቡዙሓት ተምሃሮ እንትኾኑ እቲ መሊሰምዎ ዘለው ሰማያውን ቀይሕን ሕብሪ ዘለዎ ኽዳን እንታይ ይባሃል?

እዚ ኣብ ምስሊ እንሪኦ ዘለና ታሪኻዊ ቅርስታት ዝሓዘ ካብ ደገ ዝመፁ ሃወፅቲ ዝርኢዎን ቦታ ኣበይ ይርከብ?

እዚ ወናብር ዘለዎ ዳኣማት ዝበሃል ኣብ ኣክሱም ዝርከብ ቤት መስተ እንትኾን እንታይ ዓይነት ግልጋሎት ከ ይህብ ?

እዚኦም ንጥዕና ደቂ ሰባት ጠቐምቲ ዝኾኑ ኣትኽልትን ፍራምረን እዮም። ካብዚኦም እቲ ብዋግኡ ዝኸበረ ኣትክልቲ ኣየናነይ እዩ?

እዚ ኣብ ምስሊ እንርእዮ ዘለና ዓይነት መሳርሒ ሓደ ካብቶም ዓይነታት ናይ ህንፃ መሳርሒ ኮይኑ ቴንዲኖ እንዳተባሃለ ይፅዋዕ። እዚ ህንፃ መሳርሒ እንታይ ዓይነት ግልጋሎት ይህበና?

እዚ እንሪኦ ዘለና ኣብ ኣክሱም ዝርከብ ብዙሓት ሰባት ክነብርሉ ዝኽእሉ መንበሪ ገዛ እዩ። ኣብዚ መንበሪ ገዛ ክንደይ ሰባት ክሕዝ ይኽእል?

እዞም ኣብ ምስሊ ንሪኦም ዘለና ክልተ ሰባት ኣብ ናይ ሓደ ናይ ሕክምና ዝወሃበሉ ናይ ስራሕ ቦታ ዝርከቡ ሰባት እንትኮኑ ናይቲ በዓል ፃዕዳ ክዳን ጌሩ ዘሎ ናይ ስራሕ ሓላፍነት እንታይ እዩ ?

እዚ አብ ምስሊ እንሪኦ ዘለና ደቂ አንስትዮ ከም መማላኽዒ ዝጥቀማሉ እንትኾን ዝተፈላለየ ቁመትን ዝተፈላለየ ሕብርን ዘለዎ ኾይኑ እንታይ እናተባሃለ ይፅዋዕ?

እዞም እንሪኦም ዘለና ወታደራዊ ክዳን ገይሮም ሰላምታ ዘቅርቡ ዘለው ሓደ ካብቶም ተፈለጥቲ ሰባት መን ይበሃሉ ?

እዘን እንሪአን ዘለና ኣብ ዝተፈላለየ ሙዚቃታት ዝስዕሳዓ ደቂ ኣንስትዮ እንትኾና መሊሰንኦ ዘለዋ ብህላዊ ኣከዳድና እንታይ ይባሃል?

እዞም አብ ምስሊ እንሪኦም ዘለና ዝተፈላለዩ ምግብታት ካብ ፀባ ሽኮርን ዝመሳሰሉ ንጥረ ነገራት ዝስራሕ ንኩሉ ክለ ዕድመ ዝኸውንን እንታይ እናበልና ንፅዎዖ?

እዚ ንሪኦ ዘለና ሃይማኖታዊ ከምኡ እዉን ከም መጋየፂ እንጥቀሞ ኣብ ክሳድና እንኣስሮ ኮይኑ መብዛሕቲኡ ግዜ ክርስትና እምነት ተኸተልቲ ዝገብርዎ እኳ እንተኾነ ካብ ምንታይ ዝተሰርሐ እዩ?

እዚ ኣብ ምስሊ ዝርአየና ዘሎ ሓምለዋይን ብጫ ፍረ ዘፍሪ ዓይነት ተኽሊ መብዛሕትኡ ግዜ ኣራንሺ እናተባህለ ዝፅዋዕ ኣበየናይ ቦታ ወይም ከባቢ ይቦቅል?

ናይ ሕርሻን ግብሪናን ውፅኢት ዝኮኑ ኣብ ዝተፈላለየ ክፋላት ዓዲናን ሃገርናን ዝርከቡ እዮም ብከመይ መንገዲ ከ ተዘሪኦም ኣለው?

እዞም እንሪኦም ዘለና ኣብ ኣክሱም ዝርከቡ ዝተፈላለየ ቅርፂታት ዘለዎም ጥንታዊያን ቁሳት እንትኾኑ ካብ ምንታይ ዝተሰርሑ እዮም?

እዚ ንሪኦ ዘለና ኣብ ወሰን ፅርግያ ዝተሰርሐ ንመንበሪ ዝከውን ገዛ እዩ። ኣብዚ ገዛ ንምስራሕ ብዙሓት ሰባት ተዋፊሮም ኣለዉ ። እዚ ገዛ እዚ ካብ ምንታይ ዝተሰርሐ እዩ?

እዞም እንሪኦም ዘለና ኣብ ዝተፈላለየ ቤተ ክርስትያናት ናይ ሃይማኖት ግልጋሎት ዝህቡ ናይ ሃይማኖት መራሕቲ እንትኾኑ እንታይ ዓይነት ግልጋሎት ከ ይህቡ?

እዚኦም ካብ ዝተፈላለየ ነገራት ዝተሰርሑ ቑሳውያን አቑሑት እዮም፡፡ እዞም እንሪኦም ዘለና ካብ ምንታይ ካብ ምንታይ ኸ ይስርሑ?

እዚ ንሪኦ ዘለና ሓደ ካብቶም መናእሰይ ዝዘናግዕሎም ቦታታት ሓደ ኾይኑ ተጫወቲ ዝኾነ ቁፅሪ ብምሓዝ ቁፅሪ ዝፃወቱዎ ዓይነት ፀዋታ እዩ፡፡ እዚ ፀወታ እንታይ ይባሃል?

እዘን ንሪአን ዘለና ኣብ ከተማታት ዝርከባ መጉዓዓዝቲ ወይ ተሽከርከቲ ኢልና እንፅወዐን እንትኾና ዝተፈላለየ ዓይነት ፍጥነት ዘለወን እየን:: መነ መን ከ ይበሃላ ?

እዞም ንሪኦም ዘለና ሓደ ካብቶም ናይ ቤት ትምህርቲ ቁሳቁስ ዝኾኑ እንትኾኑ ዝተፈላለየ ዓይነት ግልጋሎት ይህቡና ። እዞም እንሪኦም ዘለው እንታይን እንታይን ከ ይበሃሉ ?

እዚ ኣብ ምስሊ እንሪኦ ዘለና ደቂ ኣንስትዮ ንዓይኒ መጋየፅን መመላኽዕን ዝጥቀማሉ ዓይነት መጋየፂ እንታይ ይብሃል?

እዚ ኣብ ምስሊ እንሪኦ ዘለና ዓይነት እንስሳ ኣብ ገዛ ኮነ ኣብ ዱር ክነብር ዝክእል እንስሳ ኮይኑ ኣብ ሰባት ዓብይ ጉድኣት ከብፅሕ ዝክእል ዕሾክ ዝመስል ክፍሊ ኣካል ዘለዎ መን ይብሃል?